ኣርማ ማለት ናይ ሓደ ማሕበረሰብ ወይ ናይ ሓደ ሃገር መለለዪ ወይከዓ መፍለይ ምልክት ማለት እዩ። ኣርማ ብሕብሪ ክኮን ይክእል ብቅርፃቅርፂ ክኮን ይክእል ብዝተፈላለዩ ምልክታት ይግለፅ እዩ።

ዜና ኣውታር ማለት ብማሕበራዊ ሚድያታት ብዛዕባ እዋናዊ ጉዳይ ኣድሂቡ ዜና ብዕለት ኣሉታዊ ዝቅርብሉ ዜና ኣውትር ተባሂሉ ይጽዋዕ።

መሰረታዊ ልምዓት ማለት ዕብየት ሓንቲ ሃገር ዝዉስን ኮይኑ ከም ሕርሻ መልክዕ ክኸውን ይክእል፣ ብኢንዲስቱሪ መልክዕ ክኾን ይኽእል፣ ቴክኖሎጂ መልክዕ ክኮን ይኽእል ዕብየት ሓንቲ ሃገር ዘቃላጥፍ ዝኽእል ማለት እዩ።

ጥበብን ባህልን: ጥበብን ባህልን ማለት ወድሰብ ብተፈጥሮ ዘግንዮም ክእለታት ጥበብ ተባሂሎም ይፅዉዑ። ባህሊ ማለት ብሓደ ማሕበረሰብ ብኣከዳድና ብኣሰዓሳዓ መፍለዪ እዩ።

ማሽናት ማለት ማሽናት ብወድሰብ ዝስርሑ ኮይኖም ማሽናት ጊዜን ስራሕን ከቃላጥፉልካ ዝክእሉ ማሽናት ተባሂሎም ይፅዉዑ።

ሕርሻን ግብርናን ክንብል እንተለና ሕርሻን ማለት ዝተፈላለዩ መስኖታት ይኩኑ ዝተፈላለዩ ነገራት ክንሰርሕ ከለና ማለት እዩ። ግብርና ማለት ድማ ምስ እንሰሳት እና ዝተፈላለዩ ሕርሻን ተንከፋት ተጠቅልሉ ዝሓዘ እዩ።

ታሪኽ ማለት ብወድሰቦት ወይ ድማ ብእንስሳት ንዝዝከር ነገር ሰሪሖም ኽሓልፉ ከለው ተፈጥሮ ማለት ድማ ብተፈጥሮ ዝርከብ እዪ።

ትራንስፖርትን ተሽኸርኸርቲን ማለት ትራንስፖርት ማለት ናብ ዝተፈላለዩ ንብረታት ክኾኑ ይክእሉ ዝተፈላለዩ ነገራት ዝንቀሳቀስሉ ካብ ቦታ ናብ ቦታ ዝንቀሳቀስሉ ማለት እዩ ፤ ተሽኸርኸርቲ ማለት ከም መኪና፣ ሳይክል፣ ሞተር ማለት እዩ።

ጉዕዞ ማለት ናብ ቦታ ፈሊኻ እትኸደሉ እዩ ።ቱሪዝም ማለት ኸዓ ፅቡቅ ቦታ እትጉብንየሉ እዩ። ሰደት ማለት ኸዓ ካብ ሓደ ሃገር ናብ ኻሊእ እትኸደሉ እዪ።

መጋየፅን መመላኽዕን ማለት መጋየፂ መኣድናት ሰብ ስራሕ ነገራት መመላኽዒ እንጥቀመሎም መጋየፅን መመላኽዕን ኢልና ኽንፈልዬም ንኽእል።